ሕርሻን ግብርናን፡- ሕርሻ ማለት ንዝራእቲ ይኹን ንመውዓሊ ከፍትን እንስሳትታትን እንጥቀመሉ እዩ፡፡ ግብርና ማለት ድማ ብናይ ሕርሻ ሕግታትን መድረኻትን ዘቅምጥ እዩ፡፡ ስለዚ ግብርና ንሕርሻ እንታይ ኣስተዋፅኦ ኣለዎ?

"ሕብረተሰብን ስድራን" ሕብረተሰብን ስድራን ክልተ ዝተፈላለዩ ቃላት እንትኾኑ ግን ልክዕ ከምሓንቲ ሳንቲም ክልተ ገፃት ዝርከቡ ክነፃፀሉ ዘይኽእሉ እዮም። ሕብረተሰብን ስድራን ኣብ ከባቢና ኩሉ ግዜ ንረኽቦም ማሕበራዊ ሂወት እዮም ። ሕብረተሰብን ስድራን ኣፈላላይ ይህልዎም ዶ ይኸውን?

መሰረታዊ ግልጋሎት፦ መሰረታዊ ግልጋሎት ማለት ደቂ ሰባት ንትምህርቲ ይኹን ንካልኦት ግልጋሎት ዝጥቀሙሉ ኮይኖም ንአብነት፡ከም ቤት ትምህርቲን፣ ጥዕና ጣብያ ዝአመሰሉ እዮም። ደቂ ሰባት ግን ንምንታይ እዮም መሰረታዊ ግልጋሎት ዝጥቀሙ?

ተፈጥሮን ከባብን፦ ተፈጥሮ ማለት ብተፈጥሮ ዝዋሃብ ነገር እዩ። ኣከባቢ ኣብ ውሽጢ እቱ ተፈጥሮ ዝርከብ ውስን ቦታ ከም ካልእ ክኸውን ይኽእል እዩ። ተፍጥሮን ከባብን ግን እንታይ ዓይነት ርክብ ኣለዎም?

ባንዴራ ኣብ ሓንቲ ሃገር ......ጠቅላላ ኣይስማዕን ......

ሕብረተሰብን ስድራን፦ ስድራ እንትድመር ስድራ ሕብረተሰብ ይፈጥር፡፡ ስድራ ናይ ሕድ ሕድ ውልቀ ሰብ ድምር እትኸውን ሕ/ሰብ ድማ ናይ ስድራ ድምር ይኸውን፡፡ ኣብ መንጎ ሕብረተሰብ ስድራን እንታይ ኣፈላላይ ይኾን?

ናይ ገዛን በረካን እንስሳት ናይ ገዛ እንስሳት ማለት ምስ ደቂ ሰባት ዝነብሩን ንምግብታት ደቂ ሰባትን ንከምመሳርሒ እንጥቀመሎም እዮም፡፡ ናይ በረካ እንስሳት ዝብሃሉ ድማ ኣብ ጫካ ዝነብሩ እዮም፡፡ ኣፈላላዩም ናይ ገዛን ናይ በረካን እንስሳት እንታይ እዩ?

ትራንስፖርትን ተሽከርክርትን፡- ተራንስፖርትን ትሸከርከርትን ኣብ ክልተ ኽንከሎም ንኺእል። እቲ ሓደ ባህላዊ ተራንስፖርትን ተሸከርከርትን እንትከውን እቲ ካልኣይ ከዓ ዘመናዊ ተሽከርከርትን ጥራንስፖርት ኢልና ክንፅወዖም ንክእል ኢና። ትራንስፖርትን ተሽከርከርትን ኣብዚ ሰዓት እዚ በርግፅ ኣብ ፅቡቅ በፂሑ ዶ ኢልና ክንሓስብ ንክእል?

ፖሎቲካ ማለት ንደቂ ሰባት ኣብ ካለኦት ሰባት ዝገብርዎ ተፅዕኖ ፖሎቲካ እዩ፡፡ ፖሎቲካ ናይ ካልኦት ሰባት ሓሳብ ብምቕያር ናባኻል ንኽኽተሉ ብምግባር ዝፍፀም ነገር እዩ፡፡ ፖሎቲካ ንደቂ ሰባት መምሃር ኣገዳሲ ዶ ይኸውን?

ትራንስፖርትን ተሽከርከርትን፡- ትራንስፖርት ማለት ኣንሕና ካብ ቦታ ናብ ቦታ እንኸፍሎ ገንዘብ እዩ፡፡ ተሽከርከርቲ ማለት ድማ እታ ትወስደና መኪና ማለት አዩ፡፡ ትራንስፖርትና ተሽከርከርቲ ነዙይ እዩንደቂ ሰባት ብጣዕሚ ዓብዬ ጥቕሚ ኣለዎ ማለት እዩ፡፡ ምኽንያቱ ኣብ ሓፂር ሰዓት ቦታ ኽንበጽሕ ንኽእል ኢና፡፡ ናብ ልደለናዮ ኣብ ልደለናዮ ሰዓት፣ ናብ ልደለናዮ ቦታ ውን ክንምለስ ንኽእል፡፡ ስለዙይ ደቂ ሰባት ንምንታይ ኢና ተሽከርከርቲ ንጥቀም?

ሕብረተሰብን ስድራን-ሕብረተሰብ ማለት ኣብ ሓደ ቦታ ሓቢሮም ዝነብሩ ዝተፈላለየ ሃይማኖት፣ ዝተፈላለየ ቛንቋ ሃልይዎም ብሓደ ዝነሩ እዮም፡፡ ስድራ ማለት ደሞ ናይዞም ውላዶም ወይ ድማ ብመውስቦ ዝተኣሳሰሩ ክኾኑ ይኽእሉ እዮም፡፡ እዚኣቶም ብመውስቦን ብሓደ ሕብረተሰብን ክጣመሩ እንተኾይኖም እንታይ እንታይ የድልዮም?